እዚኣ ንሪኣ ዘለና ስእሊ ኸዓ መሰረተ ልምዓት ትገልጽ ኮይና ማሕበረሰብ ጽሩይ ግልጋልት ማይ አንዳተገልገለ ተርኢ ወይ ከኣ ትገልጽ ስእሊ እያ።

እዚ እንሪኦ ዘለና ስእሊ ከዓ አርማ ወይ ከዓ መለለዪ ወይከዓ ባንዴራ ዝገልፅ ኮይኑ ኮሙሽን መረፃ ብሄራዊ ክልል መንግስቲ ትግራይ ዝጥቀመሉ መለለዪ አርማ ወይከዓ ምልክት ዘርኢ ሰእሊ እዩ

እዚ እንሪኦ ዘለና ስእሊ ከዓ ዓይነት መጋየፂ ኮይኑ ፍሉይ ስሙ ድማ ሰዓት እናተባሃለ ዝፅዋዕ ኮይኑ ኣብ ኢድና ብምግባር ንመጋያየፂ እንጥቀመሉ ናይ መጋያየፂ መሳርሒ ዓይነት እዩ፡፡

እዚ እንሪኦ ዘለና እንስሳ ከዓ ካብቶ ም ናይ ገዛ እንስሳ እንዳተባሃሉ ዝፅውዑ ሓደ ኮይኑ ፍሉይ ሽሙ ኣድጊ እንዳተባሃለ ይፅዋዕ። ናይ ገዛ እንስሳ ዓይነትን እዩ። ካብኡ ዝጠቅመና ግልጋሎት ከዓ ንፅዕነት ግልጋሎት ዝውዕል ናይ እንስሳ ዓይነት እዩ።

እዚኣ እንሪኣ ዘለና ሰእሊ ድማ ኣትክልቲ ትገልጽ ኮይና እዚ እንሪኦ ዘላና ስላጣ እናተበሃለ ዝጽዋዕ ናይ ኣትክልቲ ዓይነት ብሰእሊ ትገልጽ ወይ ከዓ ተርኢ ሰእሊ እያ።

እዚ ንሪኦ ዘለና ከዓኒ ካብቶም ፍሉይ መሳርሒ ሓደ ዝኮነ ቁልፊ እናተበሃለ ዝፅዋዕ ናይ መሳርሒ ዓይነት እንትከውን ንመምበሪ ገዛ ወይከዓኒ ንናይ ቢሮ መስርሒ ገዛ ንጥቀመሉ መሳርሒ ዓይነት እዩ።

እዚ እንርኦ ዘለና ካዓኒ ንንግዲ ምትዐድዳግን ዝገልፅ ኮይኑ መሸጥን አሕመልቲን ፍራምረን ወይ ከዓ መዐደጉ ቆፅላ መፅሊ ዝገልፅ ስእሊ እዩ።

እንሪኣ ዘለና ስእሊ ኸዓ ኣብ ምውዳእ ትርከብ አንዳተሃነጸት ዘላ ናይ መንበሪ ገዛ ትገልጽ ስእሊ ትኸውን።

እዚ እንርእዮ ዘለና ስእሊ ድማ ናይ ስራሕ ቦታ ዝገልጽ ኮይኑ መሸጥን መጸገንን ኮምፕዩተርን ነገራትን ኣቁሑትን መሸጢ ሹቅ ዘርኢ ቦታ ዘሪኢ ምስሊ እዩ ።

እዚኣ እንርኣ ዘለና ስእሊ ድማ ጥበብን ባህልን ትገልፅ ኮይና ኣብ ከተማ ኣክሱም ዝርከብ ናይ ቁድስ ያሬት ሓወልቲ ተርኢ ጥበብን ባህልን ትገልፅ ስእሊ እያ፡፡

እዚ እንሪኦ ዘለና ስእሊ ከዓ ካብቶም ናይ ገዛ ኣቁሑት ዓይነት ሓደ ኮይኑ ፍሉይ ስሙ ባዴላ ወይ ከዓ መጥበሲ እንዳተባሃለ ዝፍለጥ ናይ ገዛ ኣቁሕት ዓይነት እዩ፡፡

እዛ እንሪኣ ዘለና ስእሊ ከዓ ጥሻ ዝባሃል ናይ ኣዴታትና ዝጥቀማሉ ባህላዊ ስነ ፅባቐ መሕለዊ መንገዲ ትከውን፡፡ እዚ ልሙድ ባህሊ ብራያን ከባቢኣን ዝዝውተር ልሙድ ባህሊ እዩ፡፡

እዚኣ እንሪኣ ዘለና ምስሊ ድማ ሕብረተስብን ስድራኣን ትግልፅ ኮይና ማሕበር ሰብ ወይከዓ ሕብረተ ሰብ ስድራ ኣብ መርዓ ተኣኪቦም ውራይ እናሕለፉ ትገልፅ ስእሊ እያ።

እዚ እንሪኦ ዘለና ስእሊ ድማ ናይ ገዛ ኣቁሕት ዓይነት ኮይኑ ካብ ጣውላ ዝስራሕ ናይ ገዛ ኣቁሑ ዓይነት እዩ፡፡ ፍሉይ ግልጋለቱ ድማ ምግቢ መብልዒ ንጥቀመሉ መሳርሒ ገዛ እዩ፡፡

እዚኣ ንሪኣ ዘለና ስእሊ ድማ ናይ ምግቢ ዓይነት ኮይና ፍሉይ ስማ ድማ ክትፎ እናተብሃለት ትፅዋዕ ካብ ስጋ ትዳሎ ፍሉይ ምግቢ እያ

እዚ እንሪኦ ዘለና ስእሊ ድማ መስተታት ኮይኑ ውሽጡ ዝተፈላለየ ዓይነት መስተ ዝሓዘ እንትከውን ካብኦም ውሽጢ ጉደር፣ ኣረቂ ፣ጅም ዝአምሳሰሉ መስተታት ዝሓዘ ናይ መስተታት ዓይነታት እዩ፡፡

እዚ ምስሊ ናይ ዩኒቨርስቲ ተማሃሮ ትምህርቲ እንትካታተሉ የርኢ።

እዛ እንሪአ ስእሊ ድማ ብታሪካዊ ኣክሱም ሓወልቲ ምስሊ ዝተቀረፀ ናይ ኢደ ጥበብ ስራሕቲ ኮይኑ ከም መጋያየፂ እንጥቀመሉ ከለና ዘርኢ ስእሊ ትከውን፡፡

እዚኣ እንሪኦ ዘለና ስእሊ ከዓ መሳርሒ እትገልፅ ኮይና ከምቲ ስእሊ እንሪኦ ዘለና ቢንጎ እንዳተባሃለት ንመዝናነዪ እተገልግል ወይ ከዓ እተፃውት ናይ መሳርሒ ዓይነት እተርኢ እስሊ ዝሓዘት እያ፡፡

እዚኣ እንሪአ ዘለና ስእሊ ድማ ናይ እግሪ ሰብ መከዲ መንገዲ ኮይና ኣብ ምስራሕ ትርከብ ዘላ ተጀሚራ ዘላ ናይ መንገዲ ስራሕቲ እያ፡፡

እዚአ እንሪአ ዘለና ምስሊ ከዓ ናይ ገዛን ናይ በረካን እንስሳት ትገልፅ ኮይና ፍሉይ ስሞም በጊዕ እናተበሃሉ ዝፅውዑ ናይ ገዛ እንስሳ ትገልፅ ስእሊ እያ።

እዚኣ እንሪኣ ዘለና ስእሊ ድማ መስረታዊ ግልጋሊት እትገልፅ ኮይና ተማሃሮ ኣብ ቤት ትምህርቶም ተረኪቦም ትምህርቶም እንዳተከታተሉ እትገልፅ ወይ ከዓ እተርኢ ስእሊ እያ፡፡

እዛኣ እንርኣ ዘለና ስእሊካዓ ጥበብን ባህልን ትገልፅ ኮይና ኣብ ኣመንቲ ክርስትና ኦርቶዶከስ ተዋህዶ ቤተክርስትያን ንመንፈሳዊ ቅዳሴ ዝጥቀሙላ ፅናፅል ዝተባሃለት ስማ ናይ ባህላዊ ጥበብ እትገልፅ ዓይነት መሳሪሒ ኢያ።

እዛእንሪአ ዘለና ምስሊ ከዓ ወለድና ማሕበረ ሰብና ብስርዓት ወግዒ ባህሊ ሒዞም ዝፀንሕዎ ሳዕሲዕትና እትገልፅ ኣብዩ ታሪኻዊት ዝኾነት ስእሊ እያ፡፡

እዚኣ እንሪኣ ዘለና ከዓ ካብ ኢትዮጵያዊያን ተፈለጥቲ ሕብሑብን ድምፃዊት ኣርቲስት ሜላት ቀለምወርቅ እንትከውን ዋይ ዝስነን ነፀላ ዜማ ዝለቀቀትሉ ዝገልፅ ስእሊ ይከውን፡፡

እዚ ንርእዮ ዘለና ስእሊ ድማ ሃይማኖታዊ ስእሊ ኮይኑ አብ ገዛ ዝቅመጥ ስእሊአድህኖ እናተባሃለ ዝፅዋዕ ናይ ገዛ አቁሑ ዓይነት እዩ።

እዚ እንሪኦ ዘለና ስእሊ ድማ አብ ከተማ ኣክሱም ዝርከብ ኮይኑ መሰረታዊ ግልገሎት ንክህብ ተሰሪሑ ዝተወድአ ህንፃ እዩ፡፡

እዚኣ ንሪኣ ዘለና ስእሊ ከዓ ስፖርት ትገልፅ ኮይና ፍሉይ ስሙ ዝላይ አንዳተብሃለ ዝፍለጥ ናይ ስፖርት ዓይነት ኣትሌት እንዳ ዘለለ ተርኢ ስእሊ እያ።

እዚ ንርእዮ ዘለና ድማ ናይ ኣትክልቲ ዓይነት ኮይኑ ስሙ ፃዕዳ ሽንጉርቲ እናተባሃለ ዝፅዋዕ ናይ ኣትክልቲ ዓይነት ኮይኑ ንዝተፈላለየ ዓይነት መድሓኒትነት ዝውዕል ፍሉይ ዝኾነ ናይ ኣትክልቲ ዓይነት እዩ።

እዚአ እንሪአ ዘለና ስእሊ ድማ ሃይማኖት እትገልፅ ኮይና አመንቲ ክርስትና ኦርቶዶክስ ተዋህዶ ቤተ ክርስትያን ዝጥቀምሉ ናይ ሃይማኖት ስርዓት ተርኢ ስእሊ እያ።

እዚኣ እንሪኣ ዘለና ስእሊ ከዓ ሙዚቃ ትገልፅ ኮይና ብኣመንቲ ክርስትና መንፈሳዊ ሙዚቃ መሳርሒ ትጠቅም ናይ ሙዚቃ መሳርሒ ዓይነት እያ፡፡

እዚአ እንርአ ዘለና ስእሊ ድማ ናይ ሱፐር ማርከት እዚ ንሪኣኦ ዘለና ስእሊ ከዓ ናይ ሱፐር ማርኬት አቕሓ ኮይና ትገልፀሉ ፉሉይ ስሙ ካስትድ ፒ እናተባህለ ዝፅዋዕ ዝተዓሸገ ኬክ ተርኢ ስእሊ እያ፡፡

እዚ ንርእዮ ዘለና ስእሊ ድማ ሕጊ አክበርቲ ሃገረ ኤርትራ አብ ትርኢት እንዳኣቕረቡ ዘርኢ ምስሊእዩ።

እዚኣ ንሪኣ ዘለና ስእሊ ድማ ሃይማኖት ትገልፅ ኮይና ብኣመንቲ ክርስትና ኦርቶዶክስ ተዋህዶ ቤተክርስትያን ቀሽታት፣ አቦታት፣ መፅሓፍ ቅዱስ እናንበቡ ተርኢ ስእሊ እያ፡፡

እዚ እንርኣ ዘለና ስእሊ ከዓ ናይ ገዛ ኣቁሑት ትገልፅ ኮይና ኣብ ውሽጣ ከዓ መደቂሲ ዓራት ወይ ከዓ መዝቡል እትገልፅ ስእሊ እያ፡፡

እንሪኣ ዘለና ስእሊ ድማ ድምፂ ወያነ ብኣምሓርኛ ፕሮግራም ናይ ተፈናቀልቲ ዝቀፀለ ስቃይ ኢሉ ዘውፀአ ናይ ዜና ስእሊ ትገልፅ እያ፡፡

እዚኣ ዘለና ስእሊ ከዓ መዝቃ ትገልፅ ኮይና፣ ሓደ መዚቀኛ ሙዚቃ እዳተፃወተ እተርኢ ስእሊ እያ።

እዚአ እንሪአ ዘለና ስእሊ ከዓ ሕብርተ ስብን ስድራን እትገልፅ ኮይና ሓደ ስድራ ተአኪቦም ምግቢ እናበልዑ ትገልፅ ስእሊ እያ።

እዚኣ እንሪኣ ዘለና ስእሊ ከዓ ሙዚቃ እትገልፅ ኮይና ብፅቡቅ ደርፉ እንፈልጦ ተፈታዋይ ተፈላጣይን ትግርኛ ደራፊ ኣርቲስት ኢፍሬም ኣማረ እሰይ ዝተባሃለት ደርፉ እናደረፈ እተርኢ ስእሊ እያ፡፡

እዚአ ንሪአ ዘለና ስእሊ ከዓ ናይ ገዛን ናይ በረካን እንስሳት ትገልፅ ኮይና እብቲ ስእሊ ከምእንሪኦ ዘለና ከዓ ተመን እናተባሃለ ዝፅዋዕ ናይ በረካ እንስሳ ተርኢ ስእሊ እያ።

እዚኣ እንሪኣ ዘለና ስእሊ ከዓ ንግድን ምትዕድዳግን እትገልፅ ኮይና ውሽጣ ዝሓዘቶ ከዓ መድሓኒት መደበር መሸጢ ሹቅ እተርኢ ስእሊ ዝሓዘት እያ፡፡

እዚ እንሪኦ ዘለና እንስሳ ድማ ገዳም እንስሳ በረኻ ዝብኢ እንዳተባሃለ ዝፅዋዕ ናይ እንስሳ ዓይነት እዩ፡፡

እዚኣ እንሪኣ ዘለና ስእሊድማ ኣመንቲ ሞሰሊም ማሕበረ ሰብ ኮፍ ኢሎም ፀሎት ወይ ከዓ ዱዓ እናገበሩ ተርኢ ስእሊ እያ፡፡

እዚ እንሪኦ ዘለና ስእሊ ድማ ተፈላጣይን ተፈታዋይን ድምፃዊ ኣሸናፊ ወይ ዲጄ ኣሹ እንዳተባሃለ ዝፅዋዕ ዘመናዊ ትግርኛ ሙዚቃ ደራፊ ዘርኢ ስእሊ እዩ፡፡

ናይ ቀላሚኖ ተመሃሮ እንዳተረድኡ ወይ እንዳ ተመሃሩ የርኢ።

እዚ እንሪኦ ዘለና ስእሊ ድማ ናይ ስፖር ማርኬት ኣቁሕት ኮይኑ ስሙ ድማ ሰርፊን ወይ ባስተኒ እንዳተባሃለ ዝፅዋዕ ናይ ቆልዑ ምግቢ ዓይነት እዩ፡፡

እዛ እንሪኣ ዘለና ስእሊ ከዓ ስፖርት ትገልፅ ኮይና ጉያ ዝተብሃለ ናይ ስፖርት ዓይነት ኣትሌታት እና ዳጎየዩ ተርኢ ስእሊ ወይከዓ ትገልፅ ስእሊ እያ።

እዚኣ እንሪኣ ዘለና ስእሊ ከዓ ዜና ኣውታር እትገልፅ ኮይና ኣብ ውሽጣ ዝሓዘቶ ስእሊ ከዓ ናይ ትግርኛ ዜና ኣውታር ድምፂ ወያነ እንዳተባሃለ ዝፅዋዕ ናይ ዜና ኣውታር ዝሓዘ ስእሊ ተሪኢ እያ፡፡

እዚኣ እንሪኣ ዘለና ስእሊ ከዓ ዋጣ ወይከዓ ጭራ እናተባሃለት ትፅዋዕ ባህላዊ ሙዚቃ መፃወቲ መሳርሒ ኮይና ካብ ወለዲ ናብ ወለዲ እናተዋረሰት ዝመፀት ታሪካዊትን ባህላዊትን ዝኮነት ናይ ሙዚቃ መሳርሒ እያ፡፡

እዚኣ ንርእያ ዘለና ስእሊ ድማ ካብቶም ናይ ገዛ ኣቑሑት ሓደ ኾይና ፍሉይ ስማ ድስቲ እንዳተባህለት ትፍለጥ ኮይና ፀብሒ ክንሰርሓላ ተገልግል ናይ ገዛ ኣቑሑት ዓይነት እያ።

እዚ እንሪኦ ዘለና ስእሊ ድማ ናይ ስፖርማርኬት ዓይነት ኣቁሑታት እንትኮኑ ኣብ ውሽጡ ድማ ሻምፖ፣ ሎሹናት ቅብኣታት ዝሓዘ ይከውን፡፡

እዚ እንሪኦ ዘለና ድማ ደቂ ኣነስትዮ ናይ ኢድ መርበብ ፀወታ እንዳተፃወታ ዝገልፅ ፎቶ ማለት እዩ፡፡

እዚአ ንሪአ ዘለና ስእሊ ገዛ ንመንበሪ ትገልፅ ኮይና ህድሞ እናተባሃለ ዝፅዋዕ ናይ ገዛ መንበሪ ዓይነት ትገልፅ ወይ ከዓ ተርኢ ስእሊ እያ።

እዚኣ ንሪኣ ዘለና ስእሊ ከዓ መፋለጢ ዝገልፅ ኮይና ኢትዮ ቴሌኮም 4G ላይት ዝተብሃለ ኔትወርክ እብዳፍለጣላ ተርኢ ምስሊ እያ።

እዛ እንሪኣ ዘለና ስእሊ ድማ መፅሓፍ ትገልፅ ኮይና ብኣመንቲ ክርስትና ኦርቶዶክስ ተወዋህዶ ቤተ ክርስትያን ዓብይ ቦታ ዝወሃቦ መፅሓፍ ቅዱስ እናተባሃለ ዝፅዋዕ መፅሓፍ ተርኢ ስእሊ ትገልፅ እያ፡፡

እዚኣ እንርእያ ዘለና ስእሊ ድማ መፅሓፍ ትገልፅ ኮይና ኣብቲ ስእሊ ከም እንርኦ ካዓ መፅሓፍ ቅዱስ ዝተበሃለ መፅሓፍ ዓይነት ትገልፅ ስእሊ እያ።

እዚኣ ንሪኣ ዘለና ምስሊ ከዓ ሃይማኖት ትገልፅ ኮይና ናይ ኦርቶዶክስ ተዋህዶ እምነት ተኸታሊ ፈላሲ ትገልፅ ወይ ከዓ ተርኢ ስእሊ እያ፡፡

እዚኣ እንሪኣ ዘለና ስእሊ ድማ ሕጊ ኣክበርቲ ወይ ከዓ ፖሊስ ማርሻል ባንድ ሒዞም እንዳሰርሑ እትገልፅ ስእሊ ትከውን፡፡

እዚ ንርእዮ ዘለና ስእሊ ከዓ ናይ ገዛ አቁሑት ዓይነት ኮይኑ ፉል ስሙ ድማ ሶፋ አናተበሃለ ዝፅዋዕ ኮይኑ ሰብ ኮፍ መበሊ ዝጠቅም ናይ ገዛ አቁሑት ዓይነት እዩ።

እዚኣ እንሪኣ ዘለና ሰእሊ ድማ ፀጉርና መሰንተሪ ትጠቅመና መገያየፂት አቁሑት ምሽጥ ትበሃል እያ ።

እዚ እንሪኦ ዘለና ደሞ ቤት ትምህርቲ ኾይኑ ተምሃሮ መሰረታዊ ፍልጠቶም ዝመሃሩሉ መምሀሪ ቦታ ቤት ትምህርቲ ማለት እዩ።

እዛ እንሪኣ ዘለና ስእሊ ድማ ተማሃሮ ኣብ ቤት ትምህርቲ ኮይኖም ትምህርቶም እንዳተከታተሉ ኣብ ዕረፍቲ ሰዓት ወፅዮም ዕረፍቶም እንዳተጠቀሙ ዝገልፅ ስእሊ እያ፡፡

እዚ እንርእዮ ዘለና ስእሊ ድማ መለለይ ባንዴራ ወይ ምልክት እንትኸውን ፤ እዚ ኣብዚ ስእሊ እንርእዮ ዘለና መለለይ ምልክት ከዓ ናይ ትካል ኤኣይቢ ዝተብሃለ መለለይ ስእሊ ዝገልፅ እዩ።

እዚኣ ንርያ ዘለና ስእሊ ድማ መዝናነይ ቦታ ትገልፅ ኮይና ከምንርእዮ ስፖርተኛታት መርበብ እናተባህለ ዝፅዋዕ ናይ ስፖርት ዓይነት እናተዘናነዩ ዘርኢ ስእሊ እያ።

እዚ እንሪኦ ዘለና ስእሊ ድማ ናይ መፅሓፍ ዓይነት ኮይና እዛ ኣርእስታ ከዓ እታ ንእቶ ቀያሕ ደርሆ ትብል ናይ ቆልዑ መፅሓፍ ትገልፅ እያ፡፡

እዚ እንሪኦ ዘለና ስእሊ ከዓ መሳርሒ ዓይነት እንትከውን ቴክኒሻን ኤሌትሪኪያን ዝጥቀምሉ ናይ መፍትሒ ዓይነት መሳርሒ እዩ፡፡

እዚኣ ንርእያ ዘለና ስእሊ ድማ መሰረታዊ ግልጋሎት ትገልፅ ኮይና ማሕበረሰብ ፅሩይ ማይ ግልጋሎት እንዳተጠቀመ ተርኢ ስእሊ እያ።

እዚ እንሪኦ ዘለና ከዓ ካብቶም ናይ ገዛ ኣቑሑ ሓደ ዝኮነ ፍሉይ ሽሙ መኹርያ እንዳተባሃለ ዝፅዋዕ ናይ ገዛ ኣቕሓ ቡና እንዳፍላሕና እንጥቀመሉ ወይ ከዓ ንትኺ ዕጣን መዕጠኒ መቀመጢ እንጥቀመሉ ናይ ገዛ ኣቕሓ ዓይነት እዩ።

እዚ ንርእዮ ዘለና ስእሊ ኻዓ ካብቶም ናይ ስፖርት ዓይነት ሓደ ቦግሲ እንትኸውን ተወዳደርቲ ወይ ኻዓ ስፖርተኛታት ግጥሞም እናካይዱ ዘርኢ ስእሊ እዩ።

ስነ ፅባቀ ደቂ ኣንስትዮ ዝወሃበሉ ገዛ እዩ።

እዚ እንሪኦ ዘለና ስእሊ ድማ ስለ ፀጉሪ ዝገልፅ ኮይኑ ኣዴታትና እንዳተቆነና ዝጥቀማሉ ዘጋይፃሉ ጋመ እንዳተባሃለ ዝፅዋዕ ናይ ፀጉሪ ኣሰራርሓ ዓይነት እዩ፡፡

እዚ ንሪኦ ዘለና ስእሊ ከዓ ካብቶም ናይ ገዛ ኣቑሑ ሓደ ኮይኑ ኤሌትሪካትን ካልኣት ነገራትን ሽኪዕና ግልጋሎት ንክህበና ዝጠቅም ፍሉይ ዝኾነ ናይ ገዛ አቕሓ ዓይነት እዩ።

እዛ ንሪኣ ዘለና ስእሊ ከዓ ኣብ ሱፐርማርኬት ዝዕደግ ናይ ኮሚደረ ድልክ ወይ ከዓ ሳልሳ እናበልና ንፅዉዕ ናይ ምግቢ ዓይነት መሸጢ እያ

እዚኣ እንሪኣ ዘለና ስእሊ ድማ ናይ ገዛ ኣቅሑት እትገልፅ ኮይና ፍሉይ ስማ ታንትየል እናተባሃለት ትፅዋዕ ብኣዴታት ኢድ ትስራሕ ናይ ገዛ ኣቅሑ ዓይነት እያ፡፡

እዚ እንርኣ ዘለና ስኢሊ ከዓ መዝናነይ ቦታ እትገልፅ ኮይና ከምቲ ስእሊ እንሪኦ ዘለና መዘናጊዒ ዓይነት ከዓ ፑል እንዳተባሃለ ዝፅዋዕ ናይ መዘናጊዒ ዓይነት እተርኢ ስእሊ እያ፡፡

እዚ ንሪኣ ዘለና ስእሊ ድማ ናይ ኣትክልቲ ዓይነት ኮይና ንምግቢ ዝውዕል ናይ ኣትክልቲ ዓይነት እንትከውን ስሙ ከዓ ሙዝ እናዳተባሃለ ይፅዋዕ፡፡ ንጥዕና ጠቃሚ ዝኮነ ናይ ኣትክልቲ ዓይነት እዩ፡፡

እዚኣ እንሪኣ ዘለና ስእሊ ከኣ ናይ ገዛን ናይ በረኻን እንስሳት ተርኢ ኮይና እዚ ስእሊ ከም ንርእዮ ዘለና ከኣ ዋልያ እንዳተሃለ ዝፅዋዕ ናይ በረኻ እንስሳ ተርኢ ስእሊ እያ

እዚኣ ንሪኣ ዘለና ስእሊ ከኣ ብዛዕባ ትምርቲ ትገልፅ ኮይና ብዉሽጣ ከዓ ኣክሱም ዩኒቨርሲቲ ዝመሃርሉ ትምህቲ ቤት ወይ ናይ ዩኒቨሪሲቲ መምህሪ ቦታ ተሪ ስእሊ እያ::

እዚኣ ንሪኣ ዘለና ስእሊ ከዓ መጋየፅን መመላኽዕን ትገልፅ ኮይና ንፀጉርና ፅባቀ ዝህብን መብቆልን መመላኽዕን ዝጠቅመና ናይ ፅጉሪ ቅብኣት ዝሓዘት ስእሊ ተርኢ እያ

እዚ ንርእዮ ዘለና ስእሊ ከዓ ኳና እንዳተባሃለ ዝፅዋዕ ብገጠርን ካሎአትን ብወለድና ዝሰርሕዎ ባህላዊ ጥንታዊ ዝኾነ ናይ ገዛ ኣሰራርሓ ዓይነት ዘርኢ ስእሊ እዩ።

እዚ እንሪኦ ዘለና ድማ መሸጢ ወርቂን ብሩርን ስራሕ ቦታ ኾይኑ ናይቲ መስርሒ ሹቅ ቦታ ማለት እዩ።

ደቂ ሰባት ካብ ዕለት ናብ ዕለት ናብርኦም ንምግፋእ ዝጥቀሙሎም ነገራት ወይ ከዓ ንመጓዓዓዝያት እንትኮን፤ ካብኡ ከዓኒ ብባህላዊ መንገዲ መጓዓዓዝያ እንጥቀመሎም እንስሳ ወይ ከዓነ አእዱግ፣ ኣግማል እዞም ሰባት ከም መጓዓዝያ ክጥቀሙ ከለው ዘርኢ ስእሊ እዩ፡፡

እዚአ እንሪአ ዘለና ስእሊ ከአ ታሪክን ተፈጥሮ ትገልፅ ኮይና አብ ከተማ አክሱም ዝርከብ ዝተወቀረ ታሪካዊ ሓወልቲ እምኒ ትገልፅ ስእሊ እያ፡፡

እዚኣ እንሪኣ ዘለና ስእሊ ድማ መሰረታዊ ግልጋሎት እትገልፅ ኮይና ኣብ ውሽጣ ከዓ ማሕበረሰብ ሰብ ስራሕ ኮንስትራክሽን መንገዲ እናሰርሑ ተርኢ ወይ ከዓ እትገልፅ ስእሊ እያ፡፡

እዚ ንርእዮ ዘለና ስእሊ ድማ ካብቲ ኣብ መሰረተ ልምዓት ንጥቀመሉ ሓደ ዝኾነ ኤለክትሪክ መቐፀሊ ወይ ካዓ መማሓላለፊ ፓሎ ጥቕሙ ዝገልፀልና ስእሊ እያ።

እዚ እንሪኦ ዘለና ስእሊ ድማ ባህልን ጥበብን ዓድና ዝገልፅ ብኢዳ ጥበብ ዝተሰርሐ ናይ ስራሕ ውፅኢት ኮይኑ ሽሙ ድማ መኮስተር ወይ ድማ መፅረጊ እንዳተባሃለ ዝፅዋዕ ናይ እደ ጥበብ ዓይነት ኮይኑ እዚ ስእሊ ድማ ንባህሊ ዓድና ዝገልፅ እዩ፡፡

እታ ንሪኣ ዘለና ስእሊ ከዓ ኣብዚ ናይ ጀርዲን ልምዓት ዝለመዐት ናይ ገባር ሕርሻ ወይ ልሙዕ ዝኮነ ናይ እክሊ ዝራእቲ ዘርኢ ምስሊ ትከዉን።

ካብቶም ንወድሰባት መዘናግዕን ወይ ከዓ ስሚዒት ዝገልፆሎም ነገራት ሓደ ዝኮነ ስፓርት እንትከውን መናእሰይ ከዓኒ ቴኒስ እናተባህል ዝፀዋዕ ናይ ሰፓርት ዓይነት እናተፃወቱ ዝገልፅ ስእሊ እዩ፡፡

እዚ እንሪኦ ዘለና ስእሊ ከዓ ኣብ ኣክሱም ዝርከብ ሆቴል ኤክሶዴስ ዝተባሃለ ሆቴል ኮይኑ ውሽጡ ከዓ ምግብን መስተን ዝሓዘ ደረጅኡ ዝሓለወ ሆቴል እዩ፡፡

እዚኣ ንሪኣ ዘለና ምስሊ ድማ ሃይማኖት ትገልፅ ኮይና አመንቲ ክርስትና ኦርቶዶክስ ተዋህዶ ዝጥቀምላ ቤተ ከርስቲያን ተርኢ ወይ ከዓ ትገልፅ ስእሊ እያ፡፡

እዚኣ ንሪኣ ዘለና ምስሊ ድማ መጋያየፂ እትገልፅ ኮይና እዚኣ አብዚ ምስሊ ንሪኦ ዘለና ከዓ ፉሉይ ስሙ መነፀር እናተባህል ዝፀዋዕ ናይ መጋየፂ ዓይነት ኮይኑ አብ ዓይኒና ገይርና ከም መጋየፂ እንጥቀመሉ ናይ መገያየፂ ዓይነት እትገልፅ ዓይነት ስእሊ እያ፡፡

እዚ ምስሊ ናይ ደቂ ኣንስትዮ ሹፈን ዝበሃል ዝበሃል መሸጢ እዩ።

እዚኣ እንሪኣ ዘለና ስእሊ ከዓ መስተታት እትገልፅ ኮይና ብውሽጣ ከዓ ማሕበረሰብ ማይ እንዳገዝኡ፣ እንዳተጠቐሙ እተርእይ ስእሊ እያ፡፡

እዚ እንሪኦ ዘለና ከዓ ሊፕሰቲ እናተባሃለ ዝፅዋዕ ናይ ኮስሞቲስክስ ዓይነት ኮይኑ ደቂ ኣነስትዮ ንከንፈረን ፅባቐ ዝጥቀማሉ መሳርሒ እዩ፡፡

እዚ እንሪኦ ዘለና ስእሊ ድማ ኣብ ከተማ ኣክሱም ዝርከብ መሸጢ መድሓኒት መደበር ኣክሱማዊት ዝተባሃለ መሸጢ ናይ መድሓኒት መደበር እዩ፡፡

እዛ እንሪኣ ዘለና ምስሊ ከዓ ገጃፍ ዝኮነት እፅዋት ኮይና ንወዲ ሰብ ከባቢያዊ ኣየር ዓብይ ጥቅሚ ዘለዋ እፅዋት ዓይነት እያ፡፡

እዚ ንሪኦ ዘለና ስእሊ ደገፍቲ ኩዕስ እግሪ መቀለ 70 እንደርታ ኣብ ስታዲዬም አትዮም ክለው እናደገፍ እናጣቅዑ ትገልፅ ስእሊ እያ።

እዛ እንሪእያ ዘለና ስእሊ ድማ ጥበብ ብህልን ትገልፅ ኮይና እዙይ ከምቲእንሪእዮ ዘለና ኣብ ስእሊ ድማ ባህላዊ ናይ ዒዳጋ ዓይነት ወለድና ዝጥቀምሉ ካብ ትውልዲ ናብ ትውልዲ እናተመሓላለፈ ዝመፀ ባህላዊ ናይ ዒዳጋ ስርዓት ወይ ከዓኒ ናይ ዒዳጋ ዓይነት ትገልፅ ስእሊ እያ።

እዚ እንሪኦ ድማ መሸጥን መፀገንን ኮምፒዩተርን ተዛመድቲ ኣቑሕትን መሸጢ ሸቀጣ ሸቀጥ ቦታ ዝገልፅ ማለት እዩ፡፡

እዚኣ እንርኣ ዘለና ስእሊ ከዓ ፖለቲካ እትገልፅ ኮይና ብሞንጎ ፖለቲከኛታት ትግራይ ዝነበረ ናይ ጎንፂ ነገራት ብሃይማኖት ኣቦታት እንዳተፈተሓ እንዳተሸምገለ ተርኢ ስእሊ እያ፡፡

እዚ እንሪኦ ዘለና ስእሊ ከዓ ብኣመንቲ ክርስትና ዓብይ ቦታ ዝወሃቦ ዮውሃንስ ወንጌል እንዳተባሃለ ዝፅዋዕ ናይ መፅሓፍ ዓይነት ኮይኑ ኣብ ውሽጡ ቡዙሕ ቁዱስ ቃላት ወይ ከዓ መዓልቲ ቃላት ዝሓዘ ዓብይ መፅሓፍ እዩ፡፡

እዚ ንሪኦ ዘለና ከዓ ናይ መሰረታዊ ግልጋሎት ሓደ ዝኮነ ናይ መስተታት ሓደ ኮይኑ ፍሉይ ስሙ ቡና እናተበሃለ ዝፍለጥ ተፈታዊ ማሕበረሰብ ዝጥቀመሉ ናይ መስተ ዓይነት እዩ።

እዚ እንሪኦ ዘለና ክዓ ተፈታዋይ ተፈላጣይን ብህዝቢ ፅቡቅ ተቀባልነት ዘለዎም ደረፍቲ ትግሪኛ ድምፃዊ ዘመን ኣለምሰገድ እናተብሃለ ዝፍለጥ ደራፊ እዩ።

ከም እንሪአ ዘለና እዚኣ ድማ ኢትዮጵያዊት ጎያይት ኣትሌት ጉዳፍ ፀጋየ እንዳተባሃለት ትፍለጥ ናይ ሕብሕብቲ ኣትሌት ኢትዮጵያ እያ፡፡

እዚ እንሪኦ ዘለና ስእሊ ድማ ናይ ባንኪ ኣዋሽ ፍሉይ ምልክት ዝሓዘ ወይ ከዓ ባንዴራ መለለይ ኣርማ ዘለዎ ስእሊ እዩ፡፡

እዚ እንሪኦ ዘለና ስእሊ ድማ ፕረዚዳንት ክልል ትግርይ ኣይተ ጌታቸው ረዳ ንድምፂ ወያነ ብዛዕባ ግብርና ወይ ሓረስቶት ልምዓት ፖሊሲ ዝገልፅ መግለፂ እንዳሃበ ዘርኢ ስእሊ እዩ፡፡

እዚ እንሪኦ ዘለና ስእሊ ኸዓ ገባራት ሓረስቶት ዓድና ናይ ገጠር ዝነብርሉ ቦታ ናይ ሕርሻ ቦታ ገዝኦምን ዘርኢ ስእሊ እዩ፡፡

እዚ እንሪኦ ዘለና ስእሊ ድማ ኣብ ከተማ ኣክሱም ዝርከብ ኤቢ ቤት ምግብን መስተን እናተባሃለ ዝፅዋዕ ተፈላጢ ናይ ከተማ ኣክሱም ምግቢ ቤት ዘርኢ ስእሊ እዩ፡፡

እዚ እንሪኦ ዘለና ስእሊ ድማ ሃይማኖታዊ በዓል ኮይኑ ብኣመንቲ ክርስትና ፍሉይ ቦታ ዝቦሃዋ በዓል ጥምቀት እናተባሃለ ዝፅዋዕ በዓል ኣከባብራ ዘርኢ ስእሊ እዩ፡፡

እዚኣ ንሪኣ ዘለና ስእሊ ከኣ ምግብታት ትገልጽ ኮይና መናእሰይ ጥብሲ ዝተባህለ ምግቢ ብመጥበሲ እንዳሰርሑ ተርኢ ስእሊ እያ።

እዚኣ ንሪኣ ዘለና ስእሊ ድማ መሳርሒ ዓይነት ኮይና መሕፀቢ ስኒ ወይ ከዓ መፅረጊ ስኒ ቡሩሽ እናተበሃለት ትፅዋዕ ፍሊይቲ መሳርሒ ተረኢ ምስሊ እያ።

እዚ እንሪኦ ዘለና ስእሊ ከዓ ካብ እቲ ናይ ገዛ ኣቁሑ ሓደ ዝኮነ እንትከውን ፍሉይ ስሙ ድማ ጆክ እንዳተባሃለ ይፅዋዕ። ናይ ገዛ ኣቁሑት ዓይነት እዩ፡፡

እዛ እንሪኣ ዘለና ስእሊ ከዓ ሓንቲ ህፃን ቆልዓ በለስ እንዳሸጠት ወይም መሸጢ ስራሕ ቦታ ዘርኢ ስእሊ እያ፡፡

እዚኣ ንሪኣ ዘለና ስእሊ ከዓ ምግቢ ትገልፅ ኾይና ማሕበረሰብና ጉዳያት በዓላት ክህልዎም ከሎ ዝሰርሕዋ ስማ ስጋ ተብሃለት ናይ ምግቢ ዓይነት ትገልፅ ስእሊ እያ።

እዚኣ እንሪኣ ዘለና ስእሊ ከዓ ኣትኽልትን ኣሕምልትን እትገልፅ ስእሊ ኮይና ፍሉይ ሽሙ በለስ እናተባሃለ ዝፅዋዕ ናይ ኣትክልቲ ዓይነት ትገልፅ ስእሊ እያ፡፡

እዚ እንሪኦ ዘለና ስእሊ ድማ ባህላዊ መገያየፂ እንትኸዉን ስሙ ከዓ ሞኾምብያ እናተባሃለ ዝፅዋዕ ባህላውን ታሪኻውን መገያየፂ እዩ።

እዚኣ እንርእያ ዘለና ስእሊ ከዓ ባንዴራ ወይ ከዓ መለለይ ምልክት ተርኢ ስእሊ ኮይና ናይ ጋንታ ኩዕሶ እግሪ መቀለ ሰብዓ እንደርታ ዝጥቀመላ ባንዴራ ወይ ከዓ መለለይ ምልክት ትገልፅ ስእሊ እያ::

ኣብዚ እንሪኦ ዘለና ምስሊ ድማ ኣብ ከተማ ኣክሱም ዝርከብ ኩዳ እንዳተባሃለ ዝፅዋዕ ሬስቶራንት ኮይኑ ብውሽጡ ዝተፈላለዩ ፅሬቱ ዝሓለዉ ምግብን ሉስሉሳትን መስታታትን ዝርከብዎም ዓብይ ኣብ ከተማ ኣክሱም ዝርከብ ደረጅኡ ፅሬቱ ዝሓለወ ገጅፍ ሬስቶራንት እዩ።

እዚኣ ንሪኣ ዘለና ስእሊ ድማ ስፖርት ተገሊፅ ኮይና ፍሉይ ስሙ ቴካንዶ እንዳተባህለ ዝፍለጥ ናይ ስፖርት ዓይነት ኣትሌታት እናተወዳደሩ ተርኢ ስእሊ እያ።

እዚኣ እንሪኣ ስልኢ ድማ ሙዚቃ እትገልፅ ኮይና ማሕበረሰብ ብሓባር ኮይኖም ብሙዚቃ እንዳሳዕሳዑ ተርኢ እትገልፅ ስእሊ እያ፡፡

እዚ እንሪኦ ዘለና ድማ ናይ ኢፌድሪ መከላከያ ሰራዊት ኢትዮጵያ ኣርማ ወይ ከዓ መለለይ ባንደራ ወይ ከዓ ምልክት ዝገልፅ ስእሊ እዩ፡፡

እዚ እንሪኦ ዘለና ስእሊ ከዓ ለስላሳ መስተ ኮይኑ ፍሉይ ስሙ ፋንታ እንዳተባሃለ ዝፅዋዕ ናይ ለስላሰ ዓይነት እዩ፡፡

እዛ እንሪኣ ዘለና ድማ ድምፂ ወያነ እንተርናሽናል ዜና መፅሄት ሰዓት 2፡30 6 ናሓሰ 2016ዓ/ም ብዛዕባ ሰላም ዝገልፅ ዜና እናማሓለፈ ተሪኢ ስእሊ እያ፡፡

እዚኣ ንርኣ ዘለና ስእሊ ከዓ መፃሓፍትን ጋዜጣን ትገልፅ ኮይና ሳሮን ናይ ህፃናት መፃሓፍቲ ትብል ስማ ዓይነት መፃሓፍ ኮይና ንምዉኣል ህፃናት ተሓሲባ ተሰርሐት ናይ መፃሓፍ ዓይነት እያ።

እዚ እንሪኦ ዘለና ስእሊ ከዓ ባንዴራ ወይ ከዓ መለለይ ዝገልፅ ኮይኑ ኢትዮ - ቴለኮም ትካል ዝጥቀመሉ ፍሉይ ምልክት ወይ ከዓ መለለይ ባንዴራ ዝገልፅ ፎቶ እዩ፡፡

እንሪኦ ዘለና ስእሊ ከዓ ሕጊ ኣክበርቲ ዝለብስዎ ክዳን ፍሉይ ምልልክት ዘለዎ ወይ ከዓ መለለይኡ ዘለዎ ክዳን ዓይነት እዩ፡፡

እዚኣ እንሪኣ ዘለና ስእሊ ድማ ናይ ገዛ እንስሳ ኮይና ፍሉይ ስመን ድማ ናይ ፈረንጂ ከልቢ እንዳተባሃሉ ዝፅውዑ ናይ እንስሳት ዓይነት እያ፡፡

እታ እንሪኣ ዘለና ስእሊ ኸዓ መሣርሒ ዓይነት ኮይና ሰማ ደግሞ እስክርቢቶ ትበሃል ኮይና ንቢሮን ካልኦት ፅሕፈታትን ንምስራሕ ይጠቆም።

እዚ እንሪኦ ዘለና ስእሊ ናይ ደቂ ኣነስትዮ መፀባበቂ ቻፕስቲክ ንከንፈረን ዝጥቀማሉ መጋየፂ ዓይነት ማለት እዩ፡፡

እዚኣ ንሪኣ ዘለና ስእሊ ከኣ ፖለቲካ ትገልጽ ኮይና ከምዝርእዮ ናይ ግለሰብ ገዛ ብሰንኪ ኩናት ፈሪሱ ተርእይ ስእሊ እያ።

እዚ ንሪኦ ዘለና ኣብ ከተማ ኣኽሱም ዝርከብ ናይ ኣኽሱም ዩኒቨርሲቲ መእተዊ በሪ ዝስራሕ ዘሎ ናይ ህንፃ ስራሕ ዝገልፅ ስእሊ ይኸዉን።

እዚአ ንርእያ ዘለና ስእሊ ድማ ወለድና ባህላዊ ክዳን ለቢሶም ባህሎም ብዝገልፅ መንገዲ እንዳ ሳዕስዑ ትገልፅ ዓቢ ዝኮነ ስእሊ እያ።

እዚአ እንሪአ ዘለና ስእሊ ድማ ጥበብን ባህልን ትገልፅ ኮይና ከምቲ እንሪኦ ዘለና አብቲ ስእሊ ከዓ ብ ራያ ማሕበረ ሰብ ወይ ከዓ ብ ራያ ባህልን ጥበብን አለባብሳ ትገልፅ, ተርኢ ስእሊ እያ።

እዚኣ እንሪኣ ዘለና ስእሊ ከዓ መገያየፂ ትገልፅ ኮይና ብዉሽጣ ከዓ ንመገያየፂ እንጥቀመሎም ናይ ጨናታት ዓይነታትን ካልኦትን ዝሓዘት ተርኢ ስእሊ እያ።

እዚኣ እንሪኣ ዘለና ስእሊ ከዓ ትምህርቲ ትገልፅ ኮይና ኣፀደ ህፃናት ፊደል ዝብሃል ናይ መዋእለ ህፃናት ትምህርቲ ቤት ተርኢ ስእሊ እያ፡፡

እዚ እንሪኦ ዘለና ድማ ናይ ቢሮ ኣቁሑት እንትኸውን ወንቦር ምስ ዝተጋየፂ ኽፍሊ ማለት እዩ።

እዚ እንሪኦ ዘለና ድማ ወዲ ተባዕታይ ጠስሚ ተለክዩ እንትከውን እዚ ልሙድ ባህሊ ደሞ ብበዝሒ ራያን ብከባቢኣን በቲ ማሕበረሰብ ዝገበርዎ ልሙድ ባህሊ እዩ፡፡

እዙይ እንሪኦ ዘለና ስእሊ ድማ ናይ ስፖርማርኬት ኣቁሑት ምህርትታት መሸጢ ኾይኑ ብውሽጢ ድማ ካችአፕን ካልኦትን ዝሓዘ ሱፐርማርኬት አቁሑት እዩ።

እዚኣ እንሪኣ ዘለና ስእሊ ድማ ሃይማኖት ዝገልፅ ኮይና ኣመንቲ ሙስሊም ማሕበረሰብ ዝጥቀምሉ መፅሓፍ ቁርኣን እናተባሃለ ዝፅዋዕ ቅዱስ መፅሓፍ ዝጥቀምሉ ተርኢ ስእሊ እያ፡፡

እዛ እንሪኣ ዘለና ኣብ ስእሊ ድማ ሃይማኖት እትገልፅ ኮይና ኣመንቲ ክርስትና ኦርተዶክስ ተዋህዶ ቤተክርስትያን ኣብ ቤተክርስትያን ውሽጢ ተረኪቦም ስርዓተ ቅዳሴ እንዳተከታተሉ ተርኢ ስእሊ እያ፡፡

እዚኣ እንሪኣ ዘለና ምስሊ ድማ ስፖርት ኮይና ቆልዑ ሸው ላጋ እንዳተባሃለ ዝፅዋዕ ናይ ስፖርት ዓይነት እንዳተፃወቱ ትገልፅ ስእሊ እያ፡፡

ከም እንሪኦ ዘለና ሃይማኖታዊ በዓል ጥምቀት እንዳተከበረ ኣብ ከተማ ኣክሱም ኣብ ሓወልቲ ኣክሱም እንዳተከበረ ዝገልፅ ዓብይ ስእሊ ይከውን፡፡

እዛ እንሪኣ ዘለና ስእሊ ድማ ባህላዊን ታሪካዊን ዝኮነት ናይ ሙዚቃ መሳርሒ እንትከውን ፍሉይ ስማ ድማ ክራር እንዳተባሃለ ይፅዋዕ፡፡

እዛ እንሪአ ዘለና ስእሊ ከዓ ኣብ ከተማ ኣክሱም እትርከብ ኮሌጅ ሳይነስን ጥዕናን ኣርኣያ ካሕሱ እትገልፅ ስእሊ እያ፡፡

ኣርማ ወይ ከዓ ባንዴራ ሊያላ ኢንሹራንስ ይበሃል።

እዛ ንሪአ ዘለና ስእሊ ከዓ አርማ ወይ ከዓ መለለየ ትገልፅ ኮይና ትግራይ ቴልቭዥን ቲቪ ዝጥቀመላ መለለይ አርማ ዝሓዘት ስእሊ እያ፡፡

እዛ ንሪኣ ዘለና ስእሊ ካዓ መፅሓፍ ትገልፅ ኮይና ናይ ዲያብሎስ ዉግያዎች ዝተብሃለት መፅሓፍ ኮይና ናይ ግብፂ ኦርተዶክስ ተውሃዶ ቤተክርስያን ፓትርያሪክ ቅዲስ ኣቡነ ሺኖዳ ዝተፅሓፈት ናይ መፅሓፍ ዓይነት ተርኢ ስእሊ እያ

እዛ እንሪኣ ዘለና ስእሊ ክዓ ንምትዕድዳግ ንግድን ዕዳጋን ትገልፅ ኮይና ጎማታት፣ ኮቦርታታት ካልኦትን መሸጢ ዕዳጋ ትገልፅ ትከውን፡፡

እዚ እንሪኣ ዘለና ስእሊ ድማ ቤት ምግብን መስተን እትገልፅ ኮይና ከም እንሪኦ ቤት ምግቢ ሓጎስ እንዳተባሃለ ዝፅዋዕ ኣብ ኣክሱም ዝርከብ ተፈላጣይ ምግቢ ቤት እተርኢ ስእሊ እያ፡፡

እዚአ ንሪአ ዘለና ስእሊ ከዓ ተፈለጥቲ ሰባት ትገልፅ ኮይና ናይ አፍሪካ ናይ መጀመርያ ጀነራል አሉላ አባ ነጋ ስእሊ ተርኢ ትገልፅ ስእሊ እያ ።

እዚ እንሪኦ ዘለና ስእሊ ከዓ ጥበብን ባህልን ብሓደ ሓቁፉ ዝሓዘ ብኢደ ጥበብ ዝተሰርሓ ፍሉይ ናይ ባህልን ጥበብን ዘርኢ ስእሊ እዩ፡፡

እዚ እንሪኦ ዘለና ስእሊ ድማ ናይ መስተታት ዓይነት ኮይኑ ዉሸጡ ሳባ፣ ቅኔ፣ ግእዝ እናተባህለ ዝተፈላለዩ ናይ ወይኒ መስተ ዓይነት ዝሓዘ ስእሊ ዝገልፅ እዩ።

እዘኣ ንርእያ ዘለና ስእሊ ድማ ናይ ገዛን በረዓን ትገልፅ ኮይና ከም ንሪኦ ፍሉይ ሽሙ ሓርማዝ እዳተበሃል ይፅዋዕ ናይ በረካ እንስሳ ትገልፅ ስእሊ እያ።

እዚ እንሪኦ ዘለና ስእሊ ድማ ናይ መጋየፂ ዓይነት ኮይኑ ብዝተፈላለዩ ዓይነት ዕንቁታት ዝስራሕ ብዝተፈላለየ ዓይነት ሕብርታት ዝስራሕ መጋየፂ ዓይነት ኮይኑ ኣዴታተና ኣብ ክሳደን ገይረን ከም መጋየፂ ዝጥቀማሉ ዓይነት እዩ፡፡

እዚኣ አንሪኣ ዘለና ስእሊ ድማ ትምህርቲ ትገልፅ ኮይና ህፃውንቲ ኣብ ትምህርት ቤት ተረኪቦም ትምህርቶም እናተከታተሉ እተርኢ ስእሊ እያ፡፡

እዚኣ ንሪኣ ዘለና ስእሊ ከዓ መፍለጢ ትገልፅ ኮይና ኢትዮ ቴለኮም ዓባይ ሃገር ህዝብን ኣብ ምግልጋል ዝብል ዘስርሖ ናይ መፍለጢ ባነር ተርኢ ወይ ከዓ ትገልፅ ስእሊ እያ ።

እዚ እንሪኦ ዘለና ስእሊ ድማ ኣብ ቤት ቤት ትምህርቲ መገልገሊኡ መሳርሒ ዝኮነ ናይ ትምህርቲ መምሃሪ ሴሌዳ ወይ ከዓ መፅሓፊ መምህር መፅሐፊ ዘምህረሉ ሴሌዳ ዘርኢ ናይ ቤት ትምህርቲ ኣቅሓ እዩ፡፡

እዛ እንሪአ ዘለና ስእሊ ድማ ሱፐር ማርኬት አቁሑት እትገልፅ ኮይና ፍሉይ ስሙ ቸኮሌት እናተባህለት እትፅዋዕ ናይ ሱፐር ማርኬት አቁሑት ተርኢ ስእሊ እያ ፡፡

እዚአ እንሪአ ዘለና ስእሊካዓ ሙዚቃ እትገልፅ ኮይና ማሕበረሰብ ወይ ካዓ ግለ ሰብ አብ ውራይ ሙዚቃ እናደረፈ ከምኡ እውን አንዳሳሰዑ ትገልፅ ስኒ እያ።

እዚኣ እንሪኣ ዘለና ስእሊ ድማ ሃይማኖታዊ ትገልፅ ኮይና ኣመንቲ ክርስትና ኦርተዶክስ ተዋህዶ ኣብ በዓል ልደት ጥዋፍ እናብርሃ እተርኢ ስእሊ እያ፡፡

እዚ እንሪኦ ዘለና አርማ ከአ ቢሮ ትምህርቲ ክልል ትግራይ ዝጥቐመሉ፣ ዝግልገለሉ አርማ ወይ ካዓ መለለዪ ምልክት ባንዴራ እዩ፡፡

እዚኣ እንሪኣ ዘለና ስእሊ ከዓ ባንዴራ እትገልፅ ኮይና ጋንታ ኩዕሶ እግሪ ስሑል ሽረ ዝጥቀመላ ባንዴራ ወይ ከዓ መለለይ ኣርማ ተርኢ ስእሊ እያ፡፡

እዚ እንሪኦ ስእሊ ዘለና ከዓ ሕጊ ኣክበርቲ ወይ ድማ ፍሉይ ሓይሊ እንዳበልና ንፅወዖም ዝገልፅ ስእሊ እዩ፡፡

እዚኣ ንርእያ ዘለና ስእሊ ድማ ኣርማ ትገልፅ ኮይና ኣብቲ ስእሊ ከም እንርእዮ APF ዝተባሃለ ትካል ዝጥቀሞ ኣርማ ትገልፅ ስእሊ እያ።

እዚኣ ንሪኣ ዘለና ስእሊ ከዓ መጻሓፍትን ጋዜጣን ትገልፅ ኾይና ዓይነ ጥላ ትብል ኣርእስቲ ዝሓዘት መፅሓፍ ትገልፅ ስእሊ እያ።

እዚ እንሪኦ ዘለና ስእሊ ከዓ በጋንታ እግሪ ኩዕሶ መቐለ ሰብዓ እንድርታ ኣርማ መለለይ ወይ ከዓ ምልክት ዝሰተሰርሐ ግልጋሎት ዝህቡን ሰርቪስ ባስ እዩ፡፡

እዛ እንሪአ ዘለና ስእሊ ድማ ምግቢ እትገልፅ ኮይና ኣብ ውሽጣ ከዓ ደርሆ ብርግኦ እንዳተባሃለት እትፅዋዕ ናይ ምግቢ ዓይነት ዝሓዘት ስእሊ እተርኢ እያ፡፡

እዚአ ንሪአ ዘለና ስእሊ ድማ መሰረታዊ ግልጋሎት ትገልፅ ኮይና ማሕበረሰብ መሰረታዊ ግልጋሎት ዕደጋ ምትዕድዳግን እናተጠቐመ ተርእይ ስእሊ እዩ እያ።

እዚኣ እንሪኣ ምስሊ ከ ዓ ኣብ ዕዳገ ምትዕድዳግ ኬድና እንረኽቦም ንኣብነት ውን ብጃማ። ሸርጥ፣ ዝኣመሰሉ ዝተፈላለዩ ሸቀጣሸቀጥ እንዕድገሉ መዐደጊ ቦታ እዩ።

እዚ እንሪኦ ዘለና ኣብ ምስሊ ድማ መሰረታዊ ግልጋሎትና እንገብረሉ እንዕድገሉ ቦታ ኮይኑ ምግቢ፣ ጥራምረን ኣሰቤዛ ከይድና እንገዝአሉ ናይ መዐደጊ ቦታወይ ከዓ መሰረታዊ ግልጋሎትና እንሽምተሉ ዝገልፅ ስእሊ እዩ፡፡

ከም እንሪኦም ዘለና ፖለቲከኛታት ሰበ ስልጣን ክልል ትግራይ እንትኮኑ ኣይተ ደብረፅዮን ገ/ሚካኤል እና ወ/ሮ ሮማ ተስፋይ ካልኦትን ዝርከብዎ ኣኼባ ዝገልፅ ስእሊ ይከውን፡፡

እዚኣ ንርእያ ዘለና ስእሊ ድማ ኣርማ ትገልጽ ኮይና ማሕበር ልምዓት ትግራይ እንዳተባህለ ዝፅዋዕ ናይ ትግራይ ትካል ዝጥቀመላ ኣርማ ወይ ከኣ መለለዪ ምልክት ትገልጽ ስእሊ እያ።

እዚ ንሪኦ ዘለና ናይ ገዛ ዓይነት አቕሓ ኮይኑ ንክዳን መሕፀቢ ንጥቀመሉ ናይ ገዛ አቑሑ ዓይነት ወይ ካዓ ንዘመናዊ ናይ ክዳን መሕፀቢ ማሽን እዩ፡፡

እዚኣ ንርእያ ዘለና ስእሊ ድማ ሃይማኖት ትገልፅ ኮይና ናይ ኦርቶዶክስ ተዋህዶ ቤተ ክርስትያን ሲኖዶስ ኣብ ዜና ወፂኦም መልእክቲ እንዳመሓለፉ ተርኢ ስእሊ እያ ።

እዚኣ እንሪኣ ዘለና ስእሊ ድማ ትምህርቲ ትገልፅ ኮይና ናይ መዋእለ ህፃናት ዝመሃርሉ ቤት ትምህርቲ ዘርኢ ስእሊ ትገልፅ እያ፡፡

እዚኣ ንርኣ ዘለና ስእሊ ሕርሻን ግብርናን ትገልፅ ኮይና ሓረስቶት/ገባሮት/ ኣብ ሕርሻ ተረኪቦም እናሰርሑ ተርኢ ስእሊ እያ።

እዚ እንሪኦ ዘለና ስእሊ ድማ ንግዲ ምትዕድዳግን ኣትክልትን ፍራምረን ፅማቅን ተርኢ ስእሊ እያ፡፡

እዚ እንሪኦ ዘለና ስእሊ ከዓ ተማሃሮ ሰንበት ትምህርቲ ቤት መዝሙር እንዳ ዘመሩ ከበሮ እንዳወቅዑ ወይ ከዓ እንዳዘመሩ እትገልፅ ስእሊ ትከውን፡፡

እዚኣ ንሪኣ ዘለና ስእሊ ድማ መሳርሒ ትገልፅ ኮይና ናይ ቢሮ መሳርሕታት ተርኢ ስእሊ ማለት እዉን ሎከር ወምበር ጣዉላ ዝኣመሰሉ መሳርሒ ተርኢ ስእሊ እያ

እዚ እንሪኦ ዘለና ስእሊ ድማ ኣርማ ወይ ከዓ መለለይ ወይ ከዓ ባንዴራ ዝገልፅ ኮይኑ ቤት ፅሕፈት ዝምድናታት ትግራይ ዝጥቀመሉ ናይ ምልክት ዓይነት ወይ ከዓ መለለይ ወይ ከዓ በንዴራ እዩ፡፡

እዚ ንርእዮ ዘለና ስእሊ ኻዓ ንግድን ምትዕድዳግን መሸጢ ሞባይልን ኣክሰሰርን ዘርኢ ስእሊ ዝሓዘ እዩ።

እዚኣ ንሪኣ ዘለና ስእሊ ከዓ ሕጊ ኣክበርቲ ትገልፅ ኮይና እዚ ከም ንሪኦ ዘለና ናይ ሕጊ ኣክበርቲ ፍሉይ ምልክት ዘለዎ ወይ ከዓ መለለዪ ዘለዎ ናይ ሕጊ ኣክበርቲ ክዳን ዝገልፅ ስእሊ እያ ።

እዚኣ ንሪኣ ዘለና ስእሊ ድማ ጥበብን ባህልን ትገልፅ ኾይና ፍሉይ ሹማ መሽረፈት እንዳተብሃለት ትፅዋዕ ጥበብን ባህልን ተርኢ ጥበብን ባህልን ተሰርሐት ናይ ጥበብን ባህልን ዉፅኢት ዝኮነት ስእሊ ተርኢ እያ።

እዚአ እንሪአ ዘለና ሓወልቲ ድማ ናይ ኣቦና ቁዱስ ያሬድ ሓወልቲ ኮይና እትርከበሉ ፉሉይ ቦታ ድማ ኣብ ከተማ ኣክሱም ከባቢ ፅዮን ቤተክርስትያን እንትከውን ፍሉይ ሱማ ናይ እታ ቦታ ድማ ሞራደ ቃል ትባሃል፡፡

እዚአ እንሪአ ዘለና ስእሊ ድማ አርማ እትገልፅ ኮይና ጋንታ ኩዕሶ እግሪ ወልዋሎ ዓዲ ግራት አርማ ዝጥቀመላ ወይከዓ መለለዪ ምልክት ባንዴራ ዝጥቀመላ ተርኢ ስእሊ እያ።

እዚኣ እንርእያ ዘለና ስእሊ ክዓ ስፖርማርኬት ኣቁሑት ትገልፅ ኮይና ውሽጣ ካዓኒ ንዝተፈላለዩ ካልኦትን መስተ ዝሓዘት ናይ ስፖርማርኬት ኣቁሑ ትገልፅ ስእሊ እያ።

እታ እንሪኦ ስእሊ ድማ ኣብ ክልል ትግራይ ዝርከብ ፉሉይ ደስ በሃሊ ተፈጥሮዊ መልክዓዊ ገፀ ምድሪ እዩ ኣቀማምጣ ኮይኑ ። ንዓይኒ ዕግበት ዝፈጥር ፍሉይ ምርኢት ዘለዎ ፍሉይ ቦታ እዩ

እዝይኣ እንርእያ ዘለና ስእሊ ድማ ስፖርማርኬት ኣቑሑት ትገልፅ ኮይና ከምእንሪእዮ ሬድቡሉ ዝትባህለ ናይ ደገ መስተ ዓይነት ኣብ ስፖርማርኬት እናተሸጠ ተሪኢ ስእሊ እያ።

እዚኣ ንሪኣ ዘለና ስእሊ ድማ መጋየፂ ወይ ድማ ወርቂን ብሩርን እንዳ ተብሃለ ዝፅዋዕ ኮይኑ ኣዴታትና ኣብ ዉራያትን በዓላትን ንመጋየፂ ዝጥቀምሎም መጋየፂ ዓይነት ተርኢ ስእሊ እያ።

እዛ እንሪአ ዘለና ሰበይቲ ድማ ኮንስትራክሽን በዓል ሞያ መሰረታዊ ግልጋሎት መንገዲ እንዳሰርሑ እተርኢ ስእሊ እያ፡፡

እዚኣ ንሪኣ ዘለና ስእሊ ንመፋለጢት ትገልፅ ኮይና ከም ንሪኦ ማይ በራዚዮ ዝርከብ ገዳም ኣቡነ ኣላኒቆስ ትገልፅ ስእሊ እያ፡፡

እዚኣ ንሪኣ ዘለና ስእሊ ድማ ኣርማ ትገልፅ ኮይና ትግራይ ስፖርት ኣካዳሚ ዝጥቀመላ ፍሉይ ኣርማ ወይ ከዓ ባንዴራ ትገልፅ ስእሊ እያ ።

እዚኣ ንሪኣ ዘለና ስእሊ ድማ ሃይማኖት ትገልፅ ኮይና ኣብ ኣመንቲ ክርስትና ኦርቶዶክስ ተዋህዶ ቤተክርስትያን ኣብ በዓል ሆሳእና ትግበር ናይ ሃይማኖት ስርዓት ትገልፅ ስእሊ እያ።

እዚአ ንርኣ ዘለና ስእሊ ከዓ ፖለቲካ እትገልፅ ኮይና ማሕበረሰብ ወይ ከዓ ዜጋ ብነፃነት ዝመሰሎም ዝድግፍዎ ናይ ፖለቲካ ፓርቲ እንዳመረፁ ተርኢ ስእሊ እያ፡፡

እዚኣ ንሪአ ዘለና ስእሊ ከዓ ሃይማሎት ትገልፅ ኮይና። እዚ ንሪኦ ዘለና ቦታ ከዓ አብ ከተማ አክሱም ዝርከብ አብነ ጲንጦሎን ዝተባህለ ቤተክርስቲያን ትገልፅ ስእሊ እያ፡፡

እዚኣ እንሪኣ ዘለና ስእሊ ድማ መጋየፂ ትገልፅ ኮይና ብሩር እናተባሃለ ዝፅዋዕ ናይ ክሳድ ሃብል ትገልፅ ናይ መጋየፂ ዓይነት ዝሓዘት ስእሊ እያ፡፡

እዚ ከምእንሪኦ ዘለና ኣብ ዓዲግራት ዝርከብ ዓዲግራት ቪዥን ህዝባዊ ቤተ መፅሓፍ እንትከውን ማሕበረሰብ ብሓፈሻ ብሓባር እናተገልግለሉ ዘርኢ ምስሊ እዩ፡፡

እዚ ንሪኦ ዘለና ስእሊ ድማ ኣዴታትና ዝስርሕኦ ናይ ፀጉሪ አሰራስሓ ዓይነት ኮይኑ ፍሉይ ስሙ ድማ ጋመ እንዳተባሃለ ዝፅዋዕ ናይ ፀጉሪ አሰራርሓ ዓይነት እዩ።

እዚኣ ንሪኣ ዘለና ኸዓ ሃይማኖት ትገልፅ ኾይና ኣብ ውሽጣ ኣመንቲ ክርስትና ኦርቶዶክስ ተዋህዶ ቤተክርስትያን ዝጥቀሙላ ቅዱስ መፅሓፍ ተርኢ ወይ ከዓ ትገልፅ ስእሊ እያ ።

እዚ እንሪኦ ዘለና ስእሊ ክዓ ብኣመንቲ ክርስትና ዝጥቀምዎ ፅናፅል እናተባሃለ ዝፅዋዕ ሃይማኖታዊ መሳርሒ ዓይነት ዘርኢ ስእሊ እዩ፡፡

ከምዚ ንሪኦ ዘለና ብባህላዊ መምገዲ ዝተሰርሐ ናይ ገዛ ኣሰራርሓ እንትከዉን ብበዝሒ ብገጠራት ዝርከብ ፍሉይ ባህላዊ ናይ ገዛ ኣሰራርሓ ዓይነት እዩ ።

እዚ እንሪኦ ስእሊ ከዓ መጋየፂ እዩ። ወርቂ እንትከውን ኣዴታትና በዓልን ውራያትን እንትህሉ ዝገብርኦ መጋየፂ ዓይነት እዩ፡፡

እዚ ንርእዮ ዘለና ስእሊ ከዓ ብዛዕባ ፖለቲካ ዝገልፅ ኮይኑ ተመዛበልቲ ህፁፅ ፃውዒት ናብ መረበትና ምለሱና ዝብል ጭርሖ ወይ ከዓ ሕቶ እናቕረቡ ዝገልፅ ስእሊ እያ።

እዚአ ንሪአ ዘለና ስእሊ ካዓ ባንዴራ ወይ ካዓ መለለዪ ትገልፅ ኮይና ባንኪ ዳሽን ዝጥቀመላ ባንዴራ ወይ ካዓ አርማ ተርኢ ስእሊ እያ።

እዚ እንሪኦ ዘለና ከዓ ባህላዊ ክዳን ኮይኑ ጥበብ እንዳተባሃለ ዝፅዋዕ ብዘመናዊ መንገዲ ተሰሪሑ እንትረአ ከሎ ዝገልፅ ስእሊ እዩ፡፡

እዚኣ እንሪኣ ዘለና ስእሊ ካዓ ተፈለጥቲ ሰባት እትገልፅ ኮይና እንሪኦ ነባር ንጉሰ ነግስት ዘ-ኢትዮጵያ ሃፀይ ሃይለስላሴ ትገልፅ ወይ ካዓ ተርኢ ስእሊ እያ።

እዚ እንሪኦ ዘለና ስእሊ ድማ ሃይማኖታዊ ስእሊ ኮይኑ ሓደ ሰብኣይ መፅሓፍ ቁዱስ እንዳንበበ ዘርኢ ናይ ሃይማኖት መፅሓፍ እንዳንበበ ዘርኢ ዝገልፅ ስእሊ እዩ፡፡

እዚ ምስሊ ልቢ ወለድ መፅሓፍ ኮይኑ ብ ፀጋብርሃን ጎይተኦም ከዓ ተደሪሳ።

እዚኣ እንሪኣ ዘለና ስእሊ ከዓ መፅሓፍትን ጋዜጣን እንትገልፅ ኮይና ናብ ዕረፍቱ ምእታው ትብል ዓይነት መጽሓፍ ትገልፅ ስእሊ እያ።

እዛ እንሪኣ ዘለና ስእሊ ድማ ዓለም ለኸ ማሕበረሰብ ሙሁራን ተጋሩ ኣርማ ወይን ክዓኒ መለለይ ምልክት ዘለዋ ስእሊ እያ፡፡

እዚ እንሪኦ ዘለና ስእሊ ካብ በሪ ቤተ ክርስትያን ዝተሰኣለ ናይ መስቀል ስእሊ ወይም ጥበብ ስእሊ እንትከውን ካብ ወለድና ናብ ወለድና ትውልዲ ናብ ትውልዲ እናተመሓላለፈ ዝመፀ ፍሉይን ጥበብ ዝገልፅ ባህሊ እዩ፡፡

እዚ ንሪኦ ዘለና ስእሊ ደማ መሰረታዊ ግልጋሎት ስልኪ እናተጠቀምና ዘርኢ ስእሊ ዝገልፅ እዩ።

እዚ ምስሊ ናይ ኢትዮጵያ ሃይማኖት ክርስትና ዝጥቀምሉ ባንዴራ ወይ ከዓ ምልክት እዩ።

እዚ እንሪኦ ዘለና ስእሊ ከዓ ኣሽከርከርቲ ናብ ማድያ ከይደን ነዳዲ ዝቀድሓሉ ዝገልፅ ስእሊ እዩ፡፡

አዚ እንሪኦ ዘለና ስእሊ ከዓ ፊደላት ትግርኛ ዝተባሃለ መፅሓፍ ኮይኑ ብፃሓፋይ ጥዑም ፋረዳ ዝተፃሓፈ ፊደላት ትግርኛ ዝሓዘ መፅሓፍ እዩ፡፡

እዚአ እንሪአ ዘለና ስእሊ ከዓ እፅዋት ትገልፅ ኮይና እዚ ከምንሪኦ ዘለና አፅዋት ከዓ ፍሉይ ስሙ ማንጎ እናተባሃለ ዝፅዋዕ ናይ እፅዋት ዓይነት ትገልፅ ስእሊ እያ።

እዚ እንሪኦ ዘለና ስእሊ ድማ ብጹእ ኣቦና ኣባ ሰላማ ከሳቴ ብርሃን ዝተባሃሉ ናይ ኦርቶዶክስ ሃይማኖት ቅዱስ ጳጳስ ኣቦ እዮም፡፡

እዚአ ንሪአ ዘለና ስእሊ ከዓ ባንዴራ ወይ ከዓ መለለዪ ትገልፅ ኮይና ናይ ኩዕሶ እግሪ ወልዋሎ ዓዲ ግራት መለለዪት ምልክት ወይካዓ አርማ ዝሓዘት ስእሊ ትገልፅ እያ።

እዚኣ እንርኣ ዘለና ስእሊ ከዓ ምግቢ እትገልፅ ኮይና ኣብዚ ስእሊ ከምዚ እንሪኦ ዘለና ሕልበት እንዳተባሃለ ዝፅዋዕ ፉሉይ ባህላዊ ምግቢ ተርኢ ወይ ከዓ እትገልፅ ስእሊ እያ፡፡

እዚ እንሪኦ ዘለና ስእሊ ድማ ናይ ስፖርማርኬት አቑሑ ዓይነት ኮይኑ ደቂ አንስትዮ ንስነፅባቐ ከንፈረን ዝጥቀማሉ ቻፒስቲክ እናተባህለ ዝፅዋዕ ናይ ኮስሞቲክስ ወይ ከዓ ናይ ስፖርማርኬት አቕሓ ዓይነት እዩ።

እዚኣ ንሪኣ ዘለና ስእሊ ድማ ናይ መስተታት ዓይነት ኮይና ስማ ኻዓኒ ማክያቶ እንዳተባሃለት ትፅዋዕ ናይ ቡናን ፃባን ድብልቕ መስተ ዓይነት እያ።

እዚ እንሪኦ ዘለና ስእሊ ድማ ኣልጀዚራ ዝተብሃለ ናይ ደገ ወይ ከዓ ናይ ወፃኢ ናይ ዜና ኣውታር ዓይነት እዩ፡፡

እዛ ንሪኣ ዘለና ስእሊ ከዓ ዜና ኣውታር ትገልፅ ኮይና ኣብቲ ስእሊ እንሪኣ ዘለና ስእሊ ከዓ ናይ ሃገረ ኤሪትራ ዜና ኣውታር ኤሪትራ TV እትገልፅ ስእሊ እያ፡፡

እዚ እንሪኦ ዘለና ስእሊ ድማ ፀጉሪ ዝገልፅ ኮይኑ ብመዛሕትኡ መናእሰይ ትግራይ ልሙድ ዝኮነ ናይ ኣቆራርፃ እስታይል ተርኢ ስእሊ እያ፡፡

እዚኣ እንሪኣ ዘለና እስሊ ድማ ናይ ገዛ ኣቑሑት ዓይነት እትገልፅ ኾይና ሸሓነ እናተባሃለት እትፅዋዕ ናይ ገዛ ኣቕሑት ዓይነት ዝሓዘት ስእሊ ትገልፅ እያ፡፡

እዚ እንሪኦ ዘለና ስእሊ ድማ አብ ከተማ አኽሱም ዝርከብ ናይ አቦና ቅዱስ ያሬድ ሓወልቲ ሙዝየም ዘርኢ ስእሊ እዩ።

እዚኣ እንሪኣ ዘለና ስእሊ ድማ ብኣመንቲ ኦርተዶክስ ተዋህዶ ክርስትያን ዝጥቀምሎም ናይ መስቀል ዓይነታት እንትኮኑ ብተፈላለየ ዓይነታት ዝቀረቡ መስቀላት እተርኢ ስእሊ እያ፡፡

እዚአ ንሪአ ዘለና ስእሊ ድማ አርማ ትገልፅ ኮይና ህዝባዊ ወያነ ሓርነት ትግራይ ወይ ከዓ ናይ ትግራይ ፖሎቲካዊ ፓርቲ ዝጥቀመላ አርማ ወይ ከዓ መለለይ ምልክት ዝሓዘት ስእሊ እያ፡፡

እዛ ንሪኣ ዘለና ስእሊ ከዓ መጋየፂ ትገልፅ ኮይና ማሕበረሰብና ዉራያት ጉዳያት በዓላት ክርስትናታት መርዓታት ክህልዎም ዝጥቀምሉ ናይ መጋየፂ ዓይነት ተርኢ ስእሊ እያ።

እዚ እንሪኦ ዘለና ምስሊ ድማ ናይ ኣክሱም ፅዮን ቤተክርስትያን ታወት መቐመጢ ፅላተ ሙስየ ኮይኑ ምስኡ ኣብጥቅኡ ዘሎ ድማ ናይ ቀደም ኣክሱም ፅዮን ቤተክርስትያን ዝርከበሉ ቦታ።

እዚኣ እንርእያ ዘለና ስእሊ ከኣ መሰረታዊ ግልጋሎት እትገልፅ ኮይና ተምሃሮ ኣብ ትምህርቲ ቤት ተረኪቦም መሰረታዊ ግልጋሎት ናይ ትምህርቲ እንዳተጠቀሙ ወይ ድማ እናተገልገሉ እትገልፅ ስእሊ እያ::

እዚ እንሪኦ ዘለና ስእሊ ድማ ናይ መስተ ዓይነት ኮይኑ ፍሉይ ስሙ ድማ ጅን እንዳተባሃለ ዝፅዋዕ ናይ መስተ ዓይነት ዝገልፅ ስእሊ እዩ፡፡

እዚ ንሪኦ ዘለና ምስሊ ድማ ናይ መሳርሒ ዓይነት ኮይኑ ስሙ ድማ ሶፍት እናተብሃለ ዝፅዋዕ ንዝተፈላለዪ ነገራት እንጥቀመሉ ናይ መሳርሒ ዓይነት እዪ::

እዛ እንሪኣ ዘለና ስእሊ ድማ ሙዚቃ እትገልፅ ኮይና ብዑስማን ዓብደል ከሪም ኣብ ከተማ ምፅዋዕ እንዳበለ ዝደርፋ ደርፊ በዚ ስእሊ ተርኢ ስእሊ እያ፡፡

እዚ እንሪኦ ዘለና ስእሊ ከዓ ናይ ስራሕ ዓይነት ኮይኑ ጋራጅ እናተባሃለ ብተለምዶ ዝፅዋዕ ናይ ስራሕ ቦታ ኮይኑ ሓፂን መፂን፣ ፅገናን ብየዳን ዝስራሓሉ ቦታ እዩ፡፡

ንሪኣ ዘለና ስእሊ ድማ ሃይማኖት ትገልፅ ኮይና ኣመንቲ ሙስሊም ማሕበረሰብ ዱዓ ፀሎት ዝገብሩላ መስጊድ ተርኢ ስእሊ እያ ።